ሃይማኖት ፦ሃይማኖት ማለት ዝተፈላለዩ ህዝብታት ዝተፈላለዩ ሃይማኖት ዝጥቀሙ እንትኸውን ናይ ባዕልኻ እምነትን ናይ ባዕልኻ አተሓሳስባን ኣብ ዝደለካዮ እምነት እትጥቀመሉ እዩ። ሃይማኖት እንታይ እንታይ ተባሂሎም ይምቀሉ?

ኣርትክቸርን ህንፃን፡- ኣርቲክቸር ማለት ስራሕቲ ቅርፃ ቅርፅን ድዛይንን እንትኸውን ህንፃ ስራሕ ማለት ድማ ሓደ ሰብ በቲ ዝወፀ ድዛይን ኣቢሉ ዝተፈላለዩ ህንፃታት ዝሰርሐሉ ንመንበሪ ገዛ ዝስርሐሉ እዩ፡፡ እዚ ህንፃ ስራሕ ኣርቲክቸርን እንታይ ዓይነት ርክብ ኣለዎም?

መጋየፂ መማላክዒ ማለት ወዲሰብ ንፅባቀታትን ንመማላክዕታትን ኢሉ ዝጥቀመሉን ሰብ ስራሓት ነገራት ማለት እዮም። መማላክዒ ኣብ ደቂ ሰባት ፅዕንቶ የሕድሩ ዶ ትብሉ?

ባንዴራ፦ ባንዴራ ማለት ሃገራት ናይባዕለን ባህልን መንነትን ንምግላፅ ዝጥቀመኦ ምልክት እዩ። ባንዴራ ዝተፈላለዩ ሃገራትዝተፈላለዩ ባንዴራ ኣለዎም። ክልላት እውን ናይ ባዕለን ባንዴራ ኣለወን። ኣብ ክልላትን ኣብ ሃገራትን ዘሎ ባንዴራ እንታይ ኣፈላላይ ኣለዎ?

ጥበብን ባህልን፦ ጥበብ ማለት ናይ ርእሲ ስራሕቲ እንትኮኑ ባህሊ ድማ ካብ ወለድና እንረኽቦም ነገራት እዮም። ባህሊ ንደቂ-ሰብ ሓደ መግለፂ መንነት እዩ፣ ባህሊ ብጣዕሚ ደስ በሃሊ ሂወት ኣለዎ፣ ባህሊ ናይ ባዕልኻ ባህሊ እንተሃሊካ ካብእቲ ሓደ ሃገር ምፍላይ ይክእል። ባህልን ጥበብን ዘለዎም ርክብ ከ እንታይ እዩ?

ምግብታት ምግብታት ማለት ንደቂ ሰባት ኣድለይቲ ካብ ዝበሃሉ ምግብታት እዮም:: ምግብታት ደቂ ሰባት ንዝተፈላለዩ ዕቤታት ከካይዱ ይክእሉ እዮም። ንእንስሳትን ተክልታት እዉን ይጠቅም ኣብ እንስሳትን ኣብ ተክልታትን መን ከዳልየሎም ይክእል ?

ሱፖር ማርኬት ኣቁሑ ሱፖር ማርኬት ኣቁሑ ማለት ሓደ ነጋዳይ ወይከዓ ሓደ ሰብ ኣብ ሓደ ገዛ ዝተፈላለዩ ሽቀጣት ንዓማዊሉ ሒዙ ዝቐርብ እዩ፤ ንባዕሉ ድማ ንንግድን ንትርፍን ይጥቀመሉ፣ ሱፖርማርኬት ኣቁሑ ዝተፈላለዩ ሽቀጣት ይሕዝ። ብከመይ ገይርና ንጥቀመሎም ዝህበና ረብሓ ክ እንታይ እዩ?

ባንዴራ ባንዴራ ማለተ ሓንቲ ሃገር ናይ ባዕላ ባህልን መንነትን ንምግላፅ ትገብሮ ምልክት እዩ። ባንዴራ ኣብ ክልል ይኩን ኣብሃገር ናይ ባዕለን ባንዴራታት አለው። ዝተፈላለዩ ባህልን ምንንጨነትን ምግላፅ ድማ ይጠቅሙና እዮም። ሓንቲ ሃገር ባንዴራ ብምጥቃም እንታይ ረብሓ ኣለዎ?

ትምርቲ ትምርቲ ማለት ደቂ ሰባት ካብ መምህር ይኩን ካብ ካልኦት ሰባት ዝረክብዎ ቁም ነገር እዩ ትምርቲ ብዙሕ ነገራት እዉን የጭብጥ ሓሳብና ነማዕብል ብዙሕ ነገራት እዉን ንሰርሕ። ንምንታይ ግን ትምርቲ የድልየና?

ንግድን ምትዕድዳግን፡- ንግዲ ማለት ሓደ ሰብ ንትርፊ ዝገብሮ ምንቅስቃስ እንትከውን፣ ምትዕድዳግ ማለት ድማ ካብቲ ነጋዳይ ንናይ ባዕሉ ጥቅሚ ዘድልዮ ዝዕድጎ ነገር እዩ፡፡ ንግድን ምትዕድዳግን እንታይ ዓይነት ርክብ ኣለዎም? ምፍልላይ ከ ኣለዎም ዶ ?

ስፖርት ስፖርት ማለት ኣካላዊ ምቅስቃስ ኮይኑ ደቂ ሰባት ኣካሎም ንምጥንካር ተወሳኪ ዕቤት ንምርካብ ካብ ዝተፈላለዩ ሕማማት ንምክልካል እንጥቀመሉ ምቅስቃስ እንትከውን፣ ንደቂ ሰባት ዝህቦ ረብሓን ጉድኣትን ከ ኣሎዶ?

መጋየፅን መመላኽዕን፦ መጋየፅን መመላኽዕን ማለት ደቂ ሰባት ኣብ ገዝኦም ይኹን ነንባዕሎምን ዝጥቀምሉ መልክዖም ካብ ካልእ ፍልይ ኢሎም ንኽረአዩ ዝጥቀምሉ እንትኸውን ደቂ ሰባት ብብዙሕ መንገድታት ይጥቀምሉ። ንኣብነት ደቂ ኣንስትዮ ኣብ ርእሰን ክገብርኦ ይኽእላ ኣብ ልበን ዝተፈላለዩ ጥቅምታት ድማ ኣለዎ ንምንታይ?

ጥበብን ባህልን ጥበብ ማለት ብርእስኻ ሓሲብካን ኣስተንቲንካን እትምህዞ ምህዞ እንትኸውን ባህሊ ማለት ድማ ካብ ወለድኻ እትረኽቦ ልማድ እዩ። ባህልን ጥበብን እንታይ ዓይነት ኣፈላላይ ኣለዎም?

ትምህርቲ፦ ትምህርቲ ማለት ካብ ወለድና ይኹን ካብ ኻልኦት ሰባት ወይከዓ ካብ መምህር እንረኽቦ ቁምነገር እንትኸውን ብዙሕ ትምህርትታት ድማ ሒዝና ሓሳብና ከነማዕብል ንኽእል ዝኾነ ስራሕ እውን ክንሰርሕ ንኽእል ትምህርቲ ንእንስሳከ የድልይ ዶ ወይ ከዓ ትምህርቲ ይወስዱ ዶ ?

ሙዚቃ :- ሙዚቃ ማለት ድምፃዊ መልእኽቲ ዘመሓላልፍ ኾይኑ ደቂ ሰባት ንመዘናግዕን ንመፃወትን ዝጥቀመሉ እዩ። ብዝተፍላለዩ መሳርሕታት ድማ ተዓጅቡ ይርከብ ። ደስ በሃሊ ስምዒት ድማ አለዎ ። ሙዚቃ ብኸመይ ደስ ንኽንብል ነመሓላልፎ?

መፋለጢ መፋለጢ ማለት ዝኾነ ነገር ንምፍላጥ ዝጠቕምና ብመልእኽቲ ኣቢልና ዝተፈላለዩ መልእኽቲታት ንምፍላጥ ይጠቕመና መፋለጢ ሓደ ስራሕ ንምፍላጥ እውን ይጠቕመና እዩ መፋለጢ ብኸመይ ጌርና ክነቕርቦ ንኽእል።

እጽዋት፦ እጽዋት ማለት ብሰብ ስራሕ ብተፍጥሮ ንረኽቦም እትኮኑ ንመሬት ድማ ሸፊኖም ይርክቡ። ንደቂ ሰባት ድማ ብዙሕ ረብሓ ኣለዎም። ንእብነት ንስራሕቲ ክዳን፣ ንዝተፋላለዩ ምግብታት ይጠቅሙና። ገዛ እዉን ንምስራህ ይጥቅሙና። እጸዋት ብ ኽመይ ነዳልዮም ንኽእል?

ባንዴራ ፦ባንዴራ ማለት ሃንቲ ሃገር ወይ ክልል ናይ ባዕላ መፍለይን ባህልን መንነት ዘለዋ እንተኸውን ብመልክዕ ምልክት ትጥቀመሉ። ባንዴራ ሓንቲ ሃገር መግለፂ መንነታ እዩ። ባንዴራ ሓደ ዓይነት ባንዴራ ኣብ ዓለምና እንተንጥቀም ዝህልዎ ጉድኣት እንታይ እዩ?

እፅዋት፦ እፅዋት ማለት ብተፈጥሮ ይኩን ብሰብ ስራሕ ንረክቦም ተክልታት ኮይኖም ንብዙሕ ጥቅምታት ንጥቀመሎም ንመስርሒ ገዛ ክኮን ይክእል ንመፅለሊ ንዝተፈላለዩ ንምግብታት እዉን ንጥቀመሎም ንክእል ኢና እፅዋት ኣበየናይ ቦታ እንትለምዕ ደስ ይብል?

ናይ ገዛን ናይ ቢሮን ኣቁሑ ዝበሃሉ ኣብ ገዛ ንጥቀመሉ ንምግብነትን ካሊእን ዝውዕሉ ንጠቀመሉ ክኸውን ከሎ ናይ ቢሮ ድማ ቤት ፅሕፈት ንጥቀመሉ ከም ኮምፒተር ዝበሉ እዮም።

ተፈጥሮን ከባብን ኣብ ሓደ ከባቢ ቡዙሓት ፍጥረታት ዝሓዘ እዩ። ሕግን ኣገባብን የጠቃልል።

ናይ ገዛን ቢሮን ኣቅሑት ናይ ግዛት ኣቁሑት ማለት ኣብ ውሽጢ ገዛ ደቂ ሰባት መነባብሮ ዝጥቀመሎም መሳርሕታት እዬም። ናይ ቢሮ ኣቁሑት ማለት ኣብ ውሽጢ ቢሮ ከመሳርሒ ኮይኖም ዘገይግሉ እዬም። ንኣብነት ከኮምፒተርን ወረቀትን ዝኣመሰሉ እንትኾኑ ናይ ገዛ ኣቅሑት ከኣ ከመብሰሊ ምግቢ ዝኣመሳሰሉን ይኾኑ። ንምንታይ ግን ናይ ቢሮን ገዛን ኢልና ፈሊናዮም?

አርማ ማለት ምልክት እንትኸውን፣ አብ ብዙሕ ቦታታ ዝኮነ መልእክቲ ዘመሓላልፈልና እዩ። ለምሳሌ አብ ዝወሰን ፅርግያ እንትግበር ዝኮነ ትርጉም አለዎ። አርማ ንምንታይ አብ ዝተፈላለዩ ቦታታ እንጥቀመሎም ብከመይ ከ ንትርጉሞም ?

ኣርቴክቸርን ህንፃን፡- ኣርቴክቸር ማለት ስራሕቲ ቅርፃ ቅርፂን ድዛይንን እንትከውን ስራሕቲ ህንፃ ማለት ድማ ሓደ ሰብ ንምንባሩ ኢሉ ዝሰርሖ ንገዛ ይኩን ዝኮነ ፎቅ እዩ፡፡ ኣርቴክቸርን ህንፃን እንታይ ዓይነት ርክብ ኣለዎም?

ትምህርቲ ብዝተመሃረ ሰብ ዝወሃብ ፍልጠት ንእክበሉ።

መሰረታዊ ግልጋሎት መሰረታዊ ግልጋሎት ማለት ደቂ ሰባት ዝተፈላለዩ ትምህርትን ዝተፈላለዩ ሕግታትን ዝረኽብሉ እዩ:: መሰረታዊ ግልጋሎት ንደቂ ሰባት ኣዝዩ ጠቓሚ ንኣብነት ከም ቤት ትምህርቲ ዝተፈላለዩ ፍልጠት ዘማዕብልሉ እንትሕዘሉን እዩ:: መሰረታዊ ግልጋሎት ንደቂ ሰባት ብኸመይ ጠቓሚ ኮይኑ?

ኤሌክትሮኒክስ ኤሌክትሮኒክስ ማለት ብኤሌትርክ ኣብልና ብዙሕ ስራሕ ንስርሐሎም ስርሓትታት እዮም። ኤሌትሮኒክስ ናይ ኤሌትርክ ስራሕቲ ተባህሎም እውን ክምቀሉ ይክእሉ። ኤሌትሮኒክስ ሞባይል ጥገናታትን ካሊእ ጥገናታትን ክኮኑ ይክእሉ እዮም። ኤሌትሮኒክስ ንህዝቢ ዘለዎ ረብሓን ፅዕንቶን እንታይ እዩ?

ሙዚቃ፡- ሙዚቃ ማለት ብድምፂ መክልዕ ዝቀርብ ኾይኑ ደቂ ሰባት ንመፃወትን ንመዘናግዕን ይጥቀምሉ፡፡ ሙዚቃ ዝተፈላለዩ ዓይነታት እዮም፡፡ ንኣብነት ባህላዊን ዘመናዊን ክኮን ይክእሉ፡፡ ባህላዊን ዘመናዊን ሙዚቃታት ኣፈላላይ ኣለዎም ዶ?

ሕርሻን ግብርናን ሕርሻ ማለት ዝተፈላለዩ ሕርሻን ዝራእትን ወይ ክዓ ንመጓሰ ገንዘብ እንጥቀመሉ ቦታ እንትኸውን ግብርና ማለት ድማ ዝተፈላለዩ መደባትን ሕግታትን ንሕርሻ ዝጠቅሙ መልእኽቲ ዘመሓላልፈልና ወይ ክዓ መደብ ዘቅምጠልና እዩ፡፡ ሕርሻን ግብርናን እንታይ ዓይነት ርክብ ኣለዎም?

ናይ ገዛን በረኻን እንስሳት ናይ ገዛ እንስሳት ማለት ምስ ደቂ ሰባት ሓቢሮም ዝነብሩ ንደቂ ሰባት ንምግብታት ይኹን ንስራሕቲ እንጥቀመሎም እንትኸውን ናይ በረኻ እንስሳታት ማለት ድማ ኣብ በረካ ኣብ ጫካ ዝነብሩ እዮም። ምስ ሰብ ድማ ምንም ዓይነት ርክብ የብሎምን ንምግብታት ክጠቅሙና ይክእሉ ።ናይ ገዛን ናይ በረኻ እንታይ ዓይነት ኣፈላላይ ኣለዎም?

መሰረታዊ ልምዓት ፦መሰረታዊ ልምዓት ማለት ካብ ብህፃዉንትና ሒዝና ነግንዮ መሰረታዊ ልምዓት እንትኸዉን ካብ ወለድና ዝተመቻቸየ ክኸዉን ይኽእል እዩ፡፡ መሰረታዊ ልምዓት ዓርሱ ዝኸኣለ ፅቡቅ ተግባር ኣለዎ። መሰረታዊ ልምዓት ንምታይ ንደቂ ሰባት ኣድልዩ?

እትክልትን ኣሕምልትን፦ እትክልትን ኣሕምልትን ማለት ሓደ ሰብ ንምግብን ሃፍቲ ንምዉሳኽን እንጥቀመሎም ኣብ ሕርሻ እነፍርዮም ፍርያታት እዮም። እትክልትን ኣሕምልትን ሕማም ንምክልኻል ይጠቕሙና። ብከመይ ገይርና ተተጠቂምናሎም ካብ ሕማም ይከላኸሉልና?

ሕብረተሰብን ስድራን፡- ሕብረተሰብ ማለት ሰባት ብማሕበራዊ ርክብ ይኩን ብባህሊ ተኣሰሲሮም ዝነብሩሉ እንትኮኑ ስድራቤት ማለት ድማ ደቂ ሰባት ኣቦን ወላድን ምስ እንኦም ሓቢሮም እንትነብሩ እዩ፡፡ ሕብረተሰብን ስድራን እንታይ ዓይነት ኣፈላላይ ኣለዎም?

ዜና ዜና ማለት ብሚደያታት ብመልክዕ ድምፂ ዝመሓላለፍ እንትኸውን ብዓይንና እንሪኦም፣ ምሳሌ አብ ቴሌቭዥን ውሽጥ እውን ክኸውን ይኽእል እዩ። ብአካል ደቂ ሰባት እውን ከስሙዑና ከለው ውን ዜና ንብሎ። ምኽንያቱ ዜና ማለት ሓድሽ ነገር ማለት እዩ። ዜና ንወደስብ ዝህቦ ረብሓ አለዎ ዶ ጉደአቱ ከ?

ትራንስፖርትን ተሽከርከርትን ትራንስፖርት ማለት ንደቂ ሰባት ካብ ቦታ ናብ ቦታ ንገብሮ ምንቅስቃስ እንትኸውን ተሽከርከርቲ ማለት ድማ ካፍቲ ናብ ቦታ ናብ ቦታ ክንቀሳቀስ ብቀሊሉ ድማ ኣብቲ ቦታ ንኽንበፅሕ ዝሕግዘና ሰብኣዊ መሳርሒ እዩ ። ትራንስፖርትን ተሽከርከርትን ተመሳሳሊ ባህሪያት ኣለዎም እንታይ ዓይነት ኢልኩም ትግምቱ ?

መስረታዊ ልምዓት ማለት ሓደ ህዝቢ ካብ መንግስቲ ዝረኽቦም ግልጋሎት ኮይኖም ክፍሊት ዘለዎምን ዘይብሎምን ክኾኑ ይኽእሉ እዮም። ኣብነት:-መብራህቲ፣ ማይ፣ ቴለ ወዘተ

ኣትክልትን ኣሕምልትን ኣትክልትን ኣሕምልትን ማለት ንደቂ ሰባት ንምግብታት እንጥቀመሎም ኮይኖም ኣትክልትን ኣሕምልትን ንህንፀት ሰውነት ይጠቅሙ፡፡ ንሕማም ምክልካል እውን ይጠቅሙና፡፡ ኣትክልትን ኣሕምልትን ካብ ምንታይ ክንረክቦም ንክእል?

ሕጊ ኣክበርቲ ማለት ካብ ላዕሊ ዝወረደ መደብ ብዝግባእ ዝፍፅሙ ሰባት እዮም፡፡ ሕጊ ኣክበርቲ ማለት ፅቡቅ ስነ ምግባር ዘለዎም ሰባት እዮም፡፡ ሕጊ ኣክበርቲ ኣብ ከበቢና ዝህቦ ረብሓ ኣለዎዶ?

ፀጉሪ፦ ፀጉሪ ማለት አብ ደቂ ሰባት ይኹን አብ እንስሳት ዝርከብ እንትኸውን አብ ደቂ ሰባት አብ ከባቢ ርእስናን መኮራኩዕትናን አብ ዝተፈላለዩ አካላትና ይቦቁል። አብ እንስሳት ድማ መብዛሕትኡ ክፋል ሰውነቶም ሸፊንዎም ይርከብ። ንምንታይ አብ እንስሳት እቲ ፀጉሪ በዚሑ?

ንግድን ምትዕድዳግን፡- ንግዲ ማለት ንትርፊ እንገብሮ ምንቅስቃስ እንትከውን ምትዕድዳግ ማለት ድማ ምልውዋጥ ማለት እዩ፡፡ ምክንያቱ ሓደ ሰብ ካብ ሓደ ሰብ እንትገዝእ ምትዕድዳግ ይባሃል፡፡ ንግድን ምትዕድዳግን ኣፈላላይ ኣለዎም ዶ?

ሱፐርማርኬት ኣቑሑት ማለት ሓደ ሰብ ዝተፈላለዩ ሸቀጣት ሒዙ ይርከብ። ሱፐርማርኬት ኣቑሑት ብኣግባቡ ንሕብረተሰቡ ከከፋፍል ይኽእል እዩ። ንዓማዊል ድማ የከፋፍል ዝተፈላለዩ ሸቐጣት ሒዙ ስለ ዝርከብ ሕብረተሰብና ካብኡ ክገዝእ ይኽእል ስፖርማርኬት ኣቑሑት ኣብ ገጠር ይህልዩ ዶ?

ፖለቲካ፦ ፖለቲካ ማለት ሓደ ሰብ ወይ ከዓ ሓደ ውድብ ናይ ባዕሉ ሓሳብ ኣፈልፊሉ፣ ናይ ባዕሉ ሓሳብ ንክእመን ዝተፈላለዩ መብራህርህታት ዝህበሉ መንገዲ እዩ፡፡ ዝተፈላለየ መልእኽትታት ድማ የመሓላልፍ፡፡ ፖለቲካ ንምንታይ ንጥቀም? ፖለቲካ ኣብ ደቂ ሰባት ዝህቦ ጉድኣት ታይ እዩ?

ናይ ገዛን ናይ በረካን እንስሳት፦ ናይ ገዛ እንስሳት ማለት ምስ ደቂ ሰባት ሓቢሮም ዝነብሩ ንደቂ ሰባት ንምግቢ ይኩን ንዝተፈላለዩ ስራሕቲ ዝጥቀምሎም እንትኮኑ ናይ በረካ እንስሳት ማለት ድማ ኣብ በረካ ወይክዓ ኣብ ጫካ ውሽጢ ዝነብሩ እዮም፡፡ ናይ በረካ እንስሳት ብዝተወሰነ መልክዑ ንምግብነት ይጠቅሙ፡፡ ናይ በረካ እንስሳት ክንከናከኖም ንክእል ዶ?

መስተታት፦ መስተታት ማለት ብመልክዕ ፈሳሲ አንትቀመሎም እንትኮኑ፣ መስተታት ካብ እንስሳት እውን ክንርክቦም ንክእል፡፡ መስተታት ኣልኮል ዘለዎም እውን ክኮኑ ይክእሉ እዮም፡፡ ንኣብነት ብሰብ ስራሕ ከም እኒ ቢራ፣ ማይ ድማ ብተፈጥሮ ዝርከብ ካብ ኣልኮል ነፃ ዝኮነ እዩ፡፡ መስተታት ኣብ ደቂ ሰባት ጉድኣት ኣለዎም ዶ?

ንግድን ምትዕድዳግን ንግዲ ማለት ሓደ ሰብ ንትርፉ ኢሉ ዝሰርሖ ነገራት እዩም። ምትዕድዳግ ማለት ድማ ሓደ ሰብ ካብ ነጋዳይ ዝዕድጎ ዝተፈላለዩ ሸቀጣት ክኾን ይክእል ካልኦት ነገራት እዩ። ንግድን ምትዕድዳግን እንታይ ዓይነት ርክባት ኣለዎም?

ጥበብን ባህልን ጥበብን ማለት ሓድ ሰብ ዘልዎ ሞያ እንትኸዉን። ባህሊ ማለት ድማ ሓደ ስብ ናይ ባዕሉ ባህልን ዝኮነ ሃይማኖታዊ መንነት ዘለዎ እንትኸውን። ባህልን ጥበብን እንታይ ዓይነት ምትእስሳር ኣለዎም ኢልኩም ትግምቱ?

ገዛን መንበርን ገዛ ማለት ሓደ ሰብ ካብ ቁርን ፀሓይ ንምክልኻል ዝጥቀመሉ እንትኸዉን መንበሪ ማለት ድማ እብቲ ዝተሰርሐ ገዛ ዉሽጢ እንትነብር እዩ፡፡ ወይ ካዓ ኣብ ሓደ ከባቢ እንትነብር መንበሪ ንብሎ። ገዛን መንበርን እንታይ ዓይነት ኣፈላላይ ኣለዎም ዘመሳስሎም ከ ኣሎ ዶ?

ሕብረተሰብን ስድራን ስድራ ማለት ውላድን ወላድን ሓቢሮም እንትነብሩ ሕብረተሰብ ማለት ድማ ሰባት ዝተፈላለዩ ምትእስሳራት ዘለዋም ብሓበራዊ ርክብ ይኹን ብባህሊ ምትእስሳር ዘለዎም ኮይኖም ሓቢሮም ዝነብርሉ መንገዲ እዩ። ሕብረተሰብን ስድራን እንታይ ዓይነት ርክብ ኣለዎም?

ስፖርማርኬት ኣቁሑት ስፖርማርኬት ኣቁሑት ማለት ሓደ ነጋዳይ ንዓማዊሉ ዘካፋፍሎም ዝተፈላለዩ ሸቀጣት ጠርኒፉ ዝሓዘ እዩ። ስፖርማርኬት ንደቂ ሰባት ብጣዕሚ ይጠቅም። ምክንያቱ ዝተፈላለዩ ሸቀጣትካብኡ ክገዝእ ይክእል እዩ። ስፖርማርኬት ንደቂ ሰባት ዝህቦ ረብሓ እንታይ እዩ?

መጋየፂ መጋየፂ ማለት ደቂ ሰባት ንመመላክዒ ዝጥቀሙሉ ነገራት እዩ። መጋየፂ ብበዝሒ ደቂ ኣንስትዮ ይጥቀማሉ መጋየፅ ማለት ሓደ ሰብ ካብ ሓደ ሰብ ጎሊሁ ንክርእ ዝጠቅምሉ መሰርሒ እዩ ደቂ ሰባት ግን ንምንታይ መመላከዒ ይጥቀሙ?

ትምህርቲ፡ ትምህርቲ ማለት ካብ መምህር ይኹን ካብ ካልእ ሕ/ሰብ ብዙሕ ቁም-ነገራት እነግንዮ ሓሳብ እዩ፡፡ ትምህርቲ ንደቂ ሰባት ብጣዕሚ ይጠቅም፡፡ ትምህርቲ ብምንታይ መልክዕ ክንረኽቦ ንኽእል፡፡